ስለዙይ ምስ ገንዘብ ምስ ተፀምበረ ብቀጥታ ንቑርሺ ወይ ንብር ዝተወሠነ ብፍላይ ብኢድ ዝጭበጥ ገንዘብ ንምግላፅ ይውዕል፡፡ ኣብ ቊጥባዊ ኣገላሊፃ ኣብ ኢኮኖማያዊ ወይ ንግዲ ጥረ ገንዘብ ብፍላይን ኣተገብባብራን ምምሕዳርን ዘመልክት ኣገዳሲ ድንስ ሓሳብ እዩ፡፡

ወቴላት ንዝ ተፈላለዩ ዕረፍቲ ንሥራሕ ወይ ንዝተፈላለዩ ኣኸባታት ኣላይ ቦታ እዩ ገሊኦም ንኃጢር ማ ጊዜ ምዕረፊ ጥራሕ ኮኾኑ ዝኽእሉ ኸለዉ ገሊኦም ድም ዳራሻት ኣኺባ መዘናጊዒ ቦታታት ከም ምሕመሲ ቡልን ዲምን ዝርከብዎም ኣዕቤት ምሉእት ኣገልግሎታት ዝህቡን ክኸሉ ክኾኑ እዮም።

ሆቴላት ኸም ሕመሲ ፑልን ዲምን ዘረከበቦ ዓበት ምሉእት ኣገልግሎታት ዝህብ እንተኾን ብሓፈሻ ሆቴል ንጕሕዞ ቐሊልን ምችውን ዝገብር ኣድላይን ኣገዳስም እዮም ሆቴል ለጠቓዓሎም ድማ መዕረፉ ኣጋይሽ ጋያሾ ወይንከዓርፍሉ ልኽእሉ ክፍሊ ወይድማሩም ኣገልግሎት ምግብን ምስተን ኣዳራሽ ኣኺዋ መዛናጊየ ቦታታ ትንውን ይረቀብ።

ሆቴል ወይ ድማ ብትግርኛ መዕረፋ ኣጋይሽ ተባሂሉ ኽጽዋዕ ይኽእል ንገያሾ ወይ ድማ ነመገሻ ዝወፁ ሰባት መሕደሪን ብዙሓት ካልኦት ኣገልግሎታትን ዘህበን ህንፃ እዩ መሠረታዊ ኣገልግሎሎታት ገያሾ ዝኃድሩሉን ክፍልታት ምግቢ ዝረኽብሉን ምግብን መስተን ዝረኽቡሉን እዮ።

ጥረ ገንዘብ ብወረቓት ወይ ድማ ኖት ወይ ብሳንቲም ሠሪሖ ብኢድ ዝጩ ባጠ ገንዘብ ማለት እዩ ናብነት ኣብ ባንኪ ዘለኻ ልቓሕ ወይ ካብ ባንኪ ዘይተልዕለ ገንዘብ ዘይኾነ ካብ ኢድ ወይ ካብ ጅብኻ ዘሎ ገንዘብ ማለት እዩ ነቲ ነገር ንፁህ ኸምኡውን ዘይተለወጠ ነገር ዝብልትርጉም ይህቦ።

ትርጕም ጥረ ገንዘብ ገንዘብ ማለት እንታይ ማለት እዩ? ታሪኽ ጥረ ገንዘብ ገንዘብ ከመይ ተጀመራ ጥረ ገንዘብን ባንክን ኖትን ሳንቲምን ክልተ ዓይነታት ፍልሊ ኢዞም ክልተ ኣጠቓቐመ ጥረ ገንዘብ ንምንታይ የገልግል? ምምሕዳር መልዓን ጥረ ገንዘብን ኣብ ቁጠባ ዕቤት ኣለዎ።

ምምሕዳር ጥረገንዘብ ናይ ሓንቲ ትካል ወይ ስድራ ቤት ዕለታዊ ኣታዊንወፃኢን ገንዘብ ብልክዕ ንመቑሩራጽ ዝግበር መሥርሕ እዩ ጥረ ገንዘብ ፍሰት ብኣታዊ ናብ ቲካል ዝኣቱ ወይ ዝወፅእ ካብቲካል ዝወፅእ ናይ ገንዘብ እንቀ ሥቓስ ማለት እዩ።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

ሆቴላት ምግብ ዝረኽቡሎን ምግብ ንመስተል ከምኡውን ካል እንጽሕናን ምቾትን ዝምልቀት ኣገልግሎታት የቐርብ ጥቕሙ ድማ ንሓደ ሰብ ካብ ገዝኡ ወፃኢ ቃብ ዝኸደ ቦታ ንጊዜኡ ኸም ኻልኣይ ገዛ ኾይኑ ይሠርሐለ ወይ ድማ የዕርፎ እዝ ኽዓርፈሉ እተሎ ድማ ሆቴል ይበሃል።

ሆቴላት ሆቴላት ኸምኡውን ኻሊእ ንጽሕና ንመቾትን ዝምልከት ኣገልግሎታት ምሰኣቐረቡ እቲ ዝዕርፍሉ ንዕረፍቲ ወይ ንስራሕኒ ንዝተፈላለዩ ኣኼባታት ኣድላይ ቦታ እዩ። ዓይነታት ሆቴላት ሆቴላት ዝተፈላልዩ ደረጃታትን ከዋኽብትን ኣገልግሎታትን ኣለዉዎም።